መዋይድ ባንኪግ ብምጥቃም ዝተፈላልዮ ዓይነታት ክፍሊታት ኸም ንኸፍል ትፈልጥሮ እዝ ዝሕግዘና ድማ ለዓብነት ናብ ርኁቕኣደ ኸንኸይድ እንተደሊና ናብሃገር ወፃይ እዙይ ብመዋይድ ባንኪግ ብምኽፋል ጊዜና ቖጢብና ጕሎትና ኣኒስና ናብታ ዝደለና የዓዲ ብሰላም ኽነበጽሕ ይሕግዘና።

መውዛሕትዮም ሆቴላት ብበዓል ሰብ ሞያ ሥርኁ እንተኾኑ እዙይ ድማ ገንዘብ የድሊ ርብኅ ዝበለ ገንዘብ ክልወካ ኣለዎ ሆቴል ናኽትሠርሕ ማቕንያቱ ብዘመናዊ መንገዲ ኽሥራሕ ስለ ዘለዎ ስለዙይ ዝተፈላለ ይደበኛታት ብምምዛ ኣብቲ ዎቴል ምእንጋድ የድሊ::

ናይ በተኽርስያን ገንዘብ ዝኾነ ብዘይምን ምጥርጣር ነቲ ዘማኅላድሮ ጥንቃቐ ኽብሃዊ ኣለዎ ብዘይ ሕጋዊ ለኾነ ድማ ዝኾነ ወፂ ወይ ድማ ኣታዊ ክህሉ ኣይግባን ምኽንያቱም ጸብጻብ ኽግበሮ ስለ ዝኽእል።

ዘመኑ ኣብ ናይ ዘመናውነት ኲነታት እንሃለወ መብዛሕቲኡ ሰብ ናይ ዲጅታል ኣይጥቀምን። ግን እቲ ዋና ተመራጽ ዝኾነ ናይ ዲጅታል እዩ። ኣብነት ናይ መንግሥቲ ግብር ኽንኸፍል እንተደሊና ኸዚ ኣብ ናይ ሞባይል ባንኪ ክንረኽቦ ንኸእል ኢና። ብእኡ ኣቢልና ገንዘብ ኽንኸፍል ንኽእል ኢና።

ኸዚ ናይ ሃገርና ኣፍሪካ ናይ ማይን ፈሳስን ኽንኸፍል እንተደልና ወይን ድማ ናይ መብራህቲ ኃይሊ ኽንክፍል ተደሊና ናው ንኸደሎም ናውዞም ናይ መብራህቲ ኃይሊ ወይን ለኣይ ፈሰስትካላት እንተንኸይድ ኽንኸፍል ሥራሕ ለና ካው ለለች ኣኮኢልና ኢና ኣውእግም ስ ኸድና ግን መዓት ወረፋይ ጽበየና ገን ብዲጅታል መልከዕ ኽንከፍልከለና ጊዜና ንቝጥብ ኣብ ሥራሕና ብሰዓትና ንርከብ ኣለና ስለዝ እዙይ ንዂልህና ዝጠቅም ነገር እዩ።

ናብ በተኽርስያን ዝኣቲ ገንዘብ ዂሉ ሰብ ነውሶወከፍ ብናይ ፉቓዱ ንእግዚኣብሔር ዓምሊኹል ለእትወ ገንዘብ ንቲ ዘመኃድር ሰብ ጸብጻብ ኽግበረሉ የብሉን ምሕንያቱም እሱእውን ከም ናይ ሓደ ኣማናይ ንእግዚኣብሔር እየ ኢሉ ዝሠርሕ ስለ ልኾነ ነንመዓልና ምትእማን ክህልየና ይግባእ።

ሜሜምማኣብ ሓንቲ ሃገር ዝተፈላሌዩ ማእኽላት ዕዳጋ እንትልዎ ናይ ምዕባለ ዘርእታት ኽርአዩ ይኽሉ እዮም ምኽንያቶም ድማ ዝተፈላሌይ ነገራት ምልዋጥ ናይተይ ሃገር ሓንቲ ምዕባለ ኸምፂእ ነገራት ዝፍጠረሉ ምላ እዩ።

ኢንሽራንስ ናይ ሓንቲ እንስሳ በብወርሕ ዚኽፈልላ እንተ ነይሩ እቲ እንስሳ ድማ ብዓመቱ ዝተፈላለ ዓይነት ውፂ ጸባእ ተምህርት እንተ ነራ ብሓደጋ ሕማም ወይ ድማ ብሓደጋ ብዘጋጥም ናይ ሕማም ድርቂ ዝተፈላለይ ነገራት ሕጽረት ብምግብግ ብምገጻም እንተ ሞይታ ኢንሽራንስ ናይ ምርካ ሓላፍነት ኣለዎ እቲበዓልዋና::

ሓደ ሰብ ናይ መድኅን ድርጅት እንትምዝገብ ናይ ውሕስና ወረቀት ተኣምፂ በሃል እዝ ድማ ናይዝ ሰብ ኢንሽራንሱ እንታዮ ብመሃል ናብ ናይ ኢንሽራንስ መዝገብ ኸይዶ ተራዮ ናይ ዝይማ ትኸክል ዮብሂሉ ይምዝገብ።

ናይ ጸ ምህርትንዓትን ናይ ጸባ ምህርትን ሶዓትን ክንብልከለና ሓደ ናይ ጸባ ምህርት ለኃዘኾዉን ኣለዎ ኣብነት ኣብነት ጸባ ውፀይት ልብሃሉ ርጕኦ ጠስሚ ኣጅቦ ኅቛን ዘኣመሳሰሉ ኣብቲ ሱዓት ክህለዎ ኣለዎ።

ቅድሚ ኣሽሃትት ዓመታት መብዛሕትዩ ሕብረተሰብ ብሳናቴምንን ብጥረገንዘብ ኢለዋወጥ ነይሩ ሕዚ ግን ምዕባለ ስለ ዘሎ መውዙሕትዩ ኅብረ ተሰብ ብናይ ዲጊታል መድራኽ እዩ ገንዘብ ዘለዋወጥውን ዝኾኑቕሓኸገዝእ ብናይ ዲጊታል መድራኽ እዩ እምበይ ጥረገንዘብ ኣብ ዒዱልኁ ሰብ ውኁድ እዩ ምሕንያቱም ንስርቂ ስለ ዝቃልዕ።

ናይ ገዛዂሑን ኣጋዴታት እዚዮም ዝተፈላለዩ በዕል ሃፍቲ ኾይና ካብ ዉሽቲ ዓዲ ወይ እነለቃኣ ወፃዊሑብምዉፃእ ናብ ሓገር ብምእታው ብቐረጽ ናወስኹ ናብ ሕዝቢ ዝቕርዉ ኣካላት እዮም።

ናይ ጸባዊ ፅኢታት ንስተፈላለዩ ነገራት ይውዕል ሓደ ንዝተፈላለዩ ኬክ መሥርኂ ንዝተፈላለዩ ሕምባሻ ብስኩቲ ንዝኾኑ ጣፋጭ ነገራት መሥርሒ ኽውዕል የኽል ምኽንያቶም ብት ጠስሚ ኣቢሉ ናይቲ ሕምባሻን ተኣስሙን ዝተፈለየ ጣዓም ስለ ዝህብ::

ሓደ ሁተል ሆቴል ክበሃል ተኾይኑ ከማልኦ ዝግባእ ነገራት ሠራሕተኛ ገንዘብ ተቖፃ ጸርቲ ናይትትካል ኻሊኢ ድማ ጽፉፍ ልኾነ ምግቢ ከማል ይግብኦ ተኻልኢ ድማ ጸሬየት ናይትገዛ ክሕለው ይግባእ።

ናይ ጸብ ምህርትታት ሽቓት ብዝተፈላለይ መንገድታት ክዕፀወሉ ዝግባእ ኲነታት ኣሎ። እዚ ድማ ሙቐት ኣብዝኾነሉ እዋን ፀባ ምሻጥ ንባዕልና እውን ናብ ኪሳራ ምእታዊ እዩ። ጸባ ዝሽወጠሉ እዋን ኣብ ዛሕሊ እዋን እንትኸውን ዝበለጸ እርካታ ይስመዓና።

ርልስት ክንብልከለና ዝተፈላለዮ ዓይነት ወጭታት ኣለዎ እቲ ሓደ ብጣሜ ዓበይቲ ማሓዲሳትን ኰኑሥራኽሹን ሠርኁ ሰባት ክህልውና ኣለዎም ምኽንያቱም ብጣሜ ዓበይቲ ዝኾኑፍቓት ስለ ልሥራሕ ንዝለኣኪል ገንዘብውን ብኡልክእ ካብተ ገልጋላይ ክንረክብ ይግባእ።

ዋና ናይ ገንዘብ ምሕዳራ ቤተ ኽርስትያን ዘድልየሉ ዂሉን ተኣማናይ ናይ ሃይማኖት ክርስትና ስለ ልኾነ ኻልኣይ ድማ ቤተ ኽርስትያን መስርሒ ንዝውዕሉ ኣቕሑ መጊዝኢ ሽምዓ፣ ጥዋፍ ዝመሳሰሉ ፃዕሪ ስለዘድሊ ብግቡኡ ኽተሓዝ ኣለዎ ፣ፅቡቕ ልኾነ ምሕደራ ኽህሊ ኣለዎ፡፡

ናይ ምህርትታት ቕ ጸባ ጸባ ዝክነ ምርትከለና ዝተፈላለዩ ጥንቃቐ ንገብረ ኣይግባ ሓደ እተን እንስሳ ብደምቢ ክንክንግበረለን ኣለውን ኻልኣይ እቲ ኅብረተ ሰብ ናይ ሥራሕ እድል ይፍጠረሉ ስለዙይ ሓደ እምኒ ንዂልተዑፍ ኾም ዝበሃል ኽልተ ነገር ናይ ሥራሕ እድል ንፈጥር።

እቲ ዝበለ ጸመ ማርፅ ድማ ዳጋታት ስጶር ማርከታትን ቡቲካትን ኣብ ሓደ ቦታ እንትኸውን እቲ ኅብረት ሰብ ናው ኻሊእ ቦታ ብዘይምኻድ ክልቲዮ ኣብ ሓደ ይረክብሎም ዓለት እዩ ሓንቲ እምኒ ብዂልተ ዑፉ ኸም ዝበሃል እዙይ ድማ ጊዜና ይቝጥበልና ኻልኣይ ድማ ደኻምና ይኸውን ኣለ::

ርልስቴትት ክንሠርሕ እቲ ናይ መጀመርያ ወሳነ ነገር መሬት ክህልወና ይግባእ እቲ መሬት ድማ ብምሃንዲሳት ብበዓል መያታት ብምጽናዕ ናብ ላን ብምቕጵላን መቕራብ ይግባእ ካብኡ ድማ ብቲ ሣ ብቲ ላን መርስ እቲ ሕንጻ ኽህነጽ ይግባእ።

ብዲጊታል መዋይል ብምጥቃም ድማ ሃብፀገም ዘሎም ሓረሰብና ብምቅላዕ ንስተፈላለዩ ኣወፃን ኣውሽጣዓድን ዘለዉ ሃፋትም ገንዘብ ክነትኣኻ ኽብድ ክንሕግዞም ከምኒ ኽእል ኽነጋንዝብ ኣለና እዝ ድማ ናይ ሓበራዊ ጠቕማ የርክበና።

ሓደ ናይ በተክርስያን ኣምላኻይለኾነ ናይ ምሕዳር ገንዘብ እዙይ ሰብ ሔናይ እግዚኣብሔር ዝኾነ ሥራሕ ክሠርሕ እየ ኢሉ ብፍቓዱ ስለ ዝኣተየየ ናው ናይ ምንም ብቕንዕ ኛ ኽሠርሕ ከም ዘለዎ ኽጥንቀቕ ይግባእ ንዙይ ድማ ምንም ጸብጻብ ኽግበረሉ ኣይግባእን።

ሓላፍነት ዘለዎ ኣማናይ ምኅዳር እንትኸውን ኣዙይ ዝበለጸ ይኸውን ምኽንያቱም ሓላፍነት ዘለዎ እንተ ኾይኑ ንቐፃላይ እንታይከጋጥመኒ ኢሉ ስለ ዝኣምን እንቲ ዝሠርሖ ሥራሕ ዂሉ ሓላፍነት መዉሳድ ክሠርሖ ስለ ዝኽእል ንትገንዘብውን ጣብጥ ንቃቐ ቦታ ክኦምጦ ኸም ዘለዎ ይግንዘብ።

ናይ ፀባ ምህርቲ ሱቓት ብምኽፍት ዝተፈላለዮ ዓይነት ሃፍትታት ነክ ምኽንያቱም እውን ናይ ጸባ ምህርቲ እንተኸፊትና መብዛሕኡ ሰብ ህፃውንቲ ዓበይቲ ካብ ሕማም ስለ ዝከላከል ፀባ ወይ ድማ አዕጽምትና ስለ ዘጠንክር መዓልታዊ ስለ ዝጥቀም እዚ ንግዲ እዚ ከኽስረልና ኢልካ ምሕሳብ ፈጺሙ ዝሕሰብ ኣይኮነን። እምበር ደኣስ ከዐውተና።

በጠረ ገንዘብ እንት ሕዝ ኣዊኢዱ ናብ ዕዳጋ ኂዝዎ እንትወፅ ስተፈላለዮይ ነገራት ብዙኅ ነገራት ገዚኡን ገዙ ይምለ እዝ ድማ ብናይ ባዕሉ ረሃጹን ጕሉወትን ዘፍረዮ እንተኸውን ንዋዕሉ ጠቂይሙ ንቤቴሶቡ ንኃዳሩ ንደቁ ምዝተፈላለይ ነገራት ሓገዝቢ ምብርካት እቲ ገንዘብ ኣብ ጠቕሚየውዕሉ ሎ ማለት እዩ።

ብመዋይል ባንክን ገንዘውኽንሕልፍ ከለና ናይትን እነመኃላልፉሎ ቝጽሪ ብጥንቃ ኽንሕልፍሉ ይግባእ ካልኣይ ድማ ናፍቲ ዝኅልፍናሉ ግልጋሎት ሰርቢስ ስለ ንኸፍል ናይዝ ድማ ሕንደይ ዝኣክድ ሕምል ኸፈልና ኽንደረጋ ግጽ ይግባእ ምኽንያቶም ብስተፈላለዩ ሃክልጎ ብልተፈላለዩ ሌባታት ክንሥራቕ ስለ ንኽእል ክነስተውዕል ይግባእ።

ኣብ መብዛሕትዮም ኣፍሪካ ሃገራት ብጥረ ገንዘብ ዝለዋወጡሉ ነገራት ኣዚዩ ብዙሕ እዩ፡፡ እዚ ዝኾነሉ ድማ ናይ ዲጂታል መራኸቢ መድረኻት ስለ ዘይጥቆሙ እዩ፡፡ እዚ ድማ ናይቲ ሃገር ውድቀት ዘርእየካ ሓደ ምኽንያት ይኸውን፡፡ ንዝ መፍትሒ ዝኸውን ድማ ዝተፈላለይ ቴክሎጅታት ምእታው ይከኣል እዩ፡፡

ናይ መኪና መሸጢ ቦታ ክንብል ከለና እቲ ቦታስፍሕ ዝበለ እንትከውን ይምረፅ ምክንያቱ እቲን መካይን ከም ድልየሀተን ክኣትዋን ክወፃኣን ከም ዘለወን ኣብ ግምት ክንእትወን ይግባእ ምክንያቱ እቲ ዝገዝእ ሰብ መፅኡ ክሙክረን ስለ ዝግባእ።

ኣብ ሃገርና መውዙሕቲኡ ኅብረተሰብ ኣብ ገገዙት ለሓን ስለ ዘለዎ እናሓለበ ብዕጥጣ ይጥቀም ግን ዘን ዓላሕም ሕክምና ስለ ዘይግበረለን ካብ ዝተፍላሊ ሕማማት ዝተቓልዓ ስለ ዝኾና እቲ ጸባእውን ዝተፍላሊ ሕማማት ሒዝልና ኽመጺእ ይኽእል።

ናይ ቤተክርስያን ገንዘብ ምሕዳር ብኮምፒተር ወይንደለ ብዘመናዊ ዝተደገፈ ነገር እንተኾይኑ ዝበለጸ ናይ ምትእእምማን ይፈጥር እዙይ ድማ እዙይ ዝኾነሉ ምኽንያት ነቲ ተገልገላይ ዝኸውን ገንዘብ ዝውዕል ስለ ዝኾነ ብግቡእ ኣብውዕሉ ንክውዕል ይሕግዝ።

ሰብ ሥራሕ ኽጅምር እንተ ደልዩ ቕልል ዝበለ ሥራሕ ግእልሽ ይግባእ ንዝ ድማ ዝተወሰነ ገንዘብ የድ ተወሰነ ገንዘብ ሕይወ ሕገዘሉ ልኽእል ድማ ናይ ቦንዳ ኽዳውንቲ ብምግዛእ ካብ ዓበይቲ ነ ጋዶታት ናብ ዝሰፈላሊ ኅብረተ ሰብ እናዞረ እናኽፋፈለ ገንዘብ ክእክብ የኽእል እዝ ድማ ዓብዪትርፊ ኸርክወሉ ይኽእል።

ናይ ጸባም ምህርቲ ሶቓት እዚእ ን ስተፈላልያ ነገራት ይጥቀመ ሓደ ኻብ ጸባ ዝተፈላሌዊፂእጣት ምርግብ ሓደ ጠስሜዩ እዝ ጠስምን ወይኑ ካዘ ጸባ ተፈልዩ ንዓ ቤቲ ፋብሪካታት ብሚሻጥ ናብ ጨኮሌትን ክሬማትን ብሕምኣሕዋስ ኽባራት ዋጋ ይሽወጥ ስለዙ ኽልተጠሜ የንረክብ።

ርሊስት ልሥራሕ ኣብዝማዕበላ ሃገራት እንትኸውን ምኽንያቱ ድማ ዝተፈላልይ መሣርኂ ንኣውትታት ስለለለዎም ፣ኻልኣይ ድማ ገንዘብ ስለለለዎም ፣እትሣልሳይ ድማ ብቕዓት ሰብ ሞያ ርሊስተትኮብዎ ጥዑይን ዝኾነ ሕንጻ ኽህነጽ ይከኣል።

ኢንሽራንስ ምስ ተፈላልይዮ ነገራት ኽነታ ሓሕዞ ንኽእል ኢንሹራንስ ምስ ናይ ጥዕና ኽነታ ኣሕዞ ኸለና ሓደ ወዲ ሰብ ሕማም ከይመጾሖ ናብ ሕክምና ብምኻድ በብወርኁ ወይ ድማ ኣብ ኽልቲ ወርሒ ክትትል ብምግባር ውሕሱንኡ ኽሕሉ ይግባእ።

ሓደ ሰብ ናብ ናይ መኪና መሸጥ ቦታ እንትኸይድ ክፈልጦ ዝግባእ ነገር እቲ ናይ መሸጥ ቦታ ሕጋዊ ምዃኑ እተን መኻይን ናይ ወፃ ሃገራትን ብጥዓም ጥንኲራት ምዃነን ኽነገና ዝብ ይግባእ ምኾንያቱም እተን ገዘን መኻይን ንብዙኅ ዓመታት ኸገልግላና ስለ ዝግበአን።

ሓደ በዓል ሃፍቲ ሃፍቱ ኣብ ምህርቲ ፀባ ፈሰስ እንትገብር ዝግብኦ ጥንቓቐታት ክፈልጥ ይግባእ፡፡ እቲ ዝገብሮ ዘሎ ፈሰስ ገንዘብ መዓት ወጪ ስለ ዘለዎ ንተን እንስሳ ዝኸውን ምግቢ፣ ሕክምና ኣብ ዝተወሰነ ኩነታት ንኽትትል ኽገብራ ኣገዳሲ ይኸውን፡፡ እዙይ ድማ ንዝበለፀ ምህርቲ ፀባ ንክህልዎ ይገብር፡፡

ዓበይቲ ርሊስታት ከም ሓደ ምንጪ ገቢ እታወት ኾይኑ ከገልግል የኽእል ምኽንያቱ ዝተፍላለዩ ዓበይቲ ርልስቴታት ብምህናጽ ንሰብ ብዓል መያታት ብምሻጥ ብዓል ሞያታት ድማ ንዝተፍላለዩ ኣካላት ብምክራይ ገንዘብ ክረኽቡሉ ይኽእሉ እዮም።

እዞም ካብ ወፃኢ እነምጾም ኽዳወንቲ ወይን ድማ ቦንዳታት እናበልና ንፅውዖም እንድሕር ኣዚዮም ምስተባላሸዩን ዝኣረጉን እንድሕር ኾይኖም ናብ ፋብሪካ ብምውሳድ ብምቕዳድ ናይ ኻልእ ስራሕ እድል ምፍጣር ይከኣል ኣብነት መወልወል ገዛ መፅረጊ መስትዋት ዝተፈላለየ ነገራት ብምስራሕ ኣብ ጥቕሚ ምውዓል ይከኣል።

ዝኾነ ኣቕሓ ኽንጐዝኦ ኸልና ጥዑይ ምዃኑ ኣረጋጊጽና ምስ ገዛእና ትኸክለኛ ኣቕሓ ምዃኑ ናብ ውሽጢ ዓዲ ብምእታው ዝተፈላሉ ዓይነት ትርፍታት ኽነትርፈሉ ንኽእል። ንኣብነት እታ ኣቕሓ የመና ተጠላብነት እንተረኺቡ ገንዘብ ውሱኽ ብምባል ዝለዓለት ትርፍ ክነግኒ ንኽህል።

ነዝ ድማ ናይ ሓደ ግባርሰናይ ዝኾነት ከልዞም ፅወንትኸውን ሓደ ሰብ ዝዂለይ ዓመድ ዘፍረዮ ብሓንቲ መዓልቲ ኽፈርሶ ሃም ዘይቡሉ ኣሚኑ ንዝ ድማ በብወርኃዊ እናኽፈልኻጸንሕ ካው ንዘጋተ ማካ ጸገም ድመቕራብ ናይ ገንዘብ ደገፍ ምርካብ ስብኢልሓሳብ ምምጻእ ዝጀመሮ ድርጅት እዩ።

ኢንሽራንስ ክበል ከለና ዝተፈላል ዮዮዓይነት ሕጊ ኣለዎ ኸዚ ናይ ሓደ ወዲ ሰብ ሥራሕ ንክቕፀር ዘድልይዎ ንግራት ዝርዝር ኸማል ይግባእ እዝ ድማ ናይ ሓደ መትሕዚ ሰብ ግደታ ኸቕርብ ኣለዎ ወይንለለ ብገንዘብ ወይንለለ እንታይ ውሕስና ኣለቃ ብምባል እቲ መሣርሒ ኽጥይቖ ይግባእ እዝም ስ ጠይቐ ድማ ውሕስና እንታሃልይዎ ኢንሽራንስኣት ዩሎ ማለት እዩ።

ሓደ ወዲ ሰብ ድኸምዘ ለመናውሮ ዝነብር እንተኾይኑ ንደቁ ጥዑዕ ኣይነቲ ኽዳን ኽገዝእ ስለለይኽእል ናይ ቦወንዳ ኽዳን ብምግዛዕ ክኸድኖም ይግባእ ምኽንያቱም ናይ ብወንዳ ኽዳውንቲ ዓዙዮም ጥዕያትን ጽቡቓትን ኾይኖም ዋጕኦም ድማ ትኅትልበለ እዩ ምኽንያቱም ድማ ካብ ዝተፍላልዮ ሃገራት ወጽዓይ ተሠርሕ ዝመጸ ስለ ዝኾነ ዝኽዳን ኣዚይ ጥዑይን ጥዕይን እዩ።

ሓደ ወዲ ሰብ ሰውነቱ ብትኽክል ጠጠውንኽብል ጸባ የድልዮ ኣብ ጸባ ዝተፈላለዩ መዓድናት ትርከቡ ንኣምነት ካልሸይም ማግንዜም ፈስፎረስ ዝኣመሰሉ ንዕጽምትና ኣንኪሮም ሰውነትና ጠጠው ንኽብል ይ ሕግዘና ስለዙይ ጸባ ኣብ ዝኾነ ቦታ እንቲ ዝርከብ እቲ ዝበለጸ መማረጽ ይኸውን ንዙይ ድማን ንመምረቲ ጸባ ዝኾኑ ድጋፍ ኽግበረሎም ይግባእ::

ሆቴል ክንብልከለና ዝተፍላለዩ ሠራሕ ተኛታት ተሓዘ እዩ እዝ ድማ ሥራሕ ዘይነበሮም ሠራሕ ተኛታት ኣብ መቝፃር ናይዞም ሠራሕተኛታት ሕይወት ክልውጥ ይገብር ኻልኣይ ድማ እንቲ በዓል ሃፍቲ ዝተፍላለዩ እታወታት ክእቲ ይገብር ሣልሳይ ድማ በጻሕ ቲ ዓዲ ዝመጹ ናይ ወፃዊ ሸርፊ ብመሓዝ ኣብቲ ሆቴል ፈሰስ ብምክያድ ነቲ በዕል ሆቴል ይጠምዎ ።

ዋና ጥሙ ናይ ሞባይል ባንካቕ ምኸፍጥገለና ሓደ ዜናን ጊዜናን ጥቀም ኻላይ ነገር ድማ ኣብ ሥራሕ ና ቦታ ኾይድና ናብ ባንኪ ማእኸል ከየኸድና ብኻልተብህላ ጊዜ እና ንቕጥብለና ማለት እዩ።

ኢንሹራንስ ድማ ምስ ናይኻሊ ምስ ገዛውትን እንተተናሕዝወኸለና እዙይ ምስ ናይ ዝተፈላለ ገዛውቲ ምስ ናይ ባንክ ብምተሓዝ ናይ ገንዘብልቓሕ ወይ ድማ ኣብ ዝኾነ ሓደጋ እንተጋጥም ምስቲ ገዛ ብምትሓዝ ናይ ባንክ እልተተሓዚ ገንዘብ ምጥቃም ይከዓል።

ኢንሹራንስ ምስ ናይ ዝተፈላለይ ነገራት ዝተተሓዘ እዩ ኸዝኑርዮ ድማ ብዛዕዋ ናይ ኢንሽራንስ ኅርሻ እዩ ሓደ ገባር ብምህርቲ ብምፍራይ ኣብ ማእኸል እቲ ዘራእቲ ድርቂ ወይ ድማ ብሓሳኹውን ትብልዑ እዝ ዘጋጦሞ ኺሳራራ ናይ ዝሓረስታይ ብዘይ ምንም ስኽፍታ ሽኢንሹራንስ እንታልይዎ ናይቲ ዘጋጦመ ካሕሳ ይረክብ ማለቱ እዩ።

ናይ መኪና መሸጥ ቦታ ዝመጸ ደንበኛ ብክብረትን ብሥርዓትን ኽነስትኣናጕዱ ይግባእ። ምኽንያቱም ንብረት ኸገዝእ ስለ ዝመጸ ኻልኣይ ድማ ንባዕልና ጥቅሚ ስለ ዝኾነ እዚ ደንበኛናና ናይና ምናብሮ እውን ክደፍአልና ስለ ዝኽእል ብስነ ሥርዓት ኽንንከባከቦ ይግባ።

ኣብ ምዕብላት ኣገራት ጥረ ገንዘብ በብዝኃ ዝጥቆምሉ ኣይኮነን ምኽንያቱምኡውን ዝተፈላለዩ ዘመናዊ ነገራት ብተክኖሎጊ ዝማዕወሊ ነገራት ስለ ልጥቆሙ ብናይ ጥረ ገንዘብ ዝለዋወጠሉ መንገዲ ክህላ ይኽእልን መውዙሕት እዮም ብናይ ክሬዲትቃርድ ልጥቆሙ እንተኾኑ ንዙይ ድማ እዚይ ምዕቡል ክኸውን ይገብሮ።

ናይ ጥረ ገንዘብ ሰብ ዋና ምኽንያት ዝኸውን ሓደ ሰብ ዝኾነ ኣቕሓ እንተደልዩ ትኻልእ ድማ ናይቱ ኻሊኣቕሓ ዝደልየሉ ዓይነት ምኽንያት እንተሃልዩ እዚኦም ክልቲኦም ክቃያይሩሉ ዝኽእሉ እንኮ ሓደ መማረጺ ጥረገንዘብ ምፍጣሩ እዩ። ነዚ ድማ እዞም ቅድም ክብሉ ዝገለጽኽዎም ሰባት ነዚ ብምፍጣር ኣብ ዓለምና ዝለዓሊ ኣስተዋፅዎ ዘሙፅ ሰባት እዮም።

ሓደ በዓል ሃፍቲ ንወፃይ ዓዲ ብምኻድ ዝተፍላለ ዓይነት ኽዳውንቲ ናይ ቦንዳ ኂዙ ብመምጻዕ ንዓዲ ናይ ዝተፍላለዩ ሠራሕ እድል ክፈጥር ይኽእል እዝ ድማ ዝተፍላሊ በወንዳታት ኽዳውንቲ ኂዙ ብመምጻዕ ነቶም ዝተጸጐሙ ዓቐሚ ዘይብሎም ሰባት ብምሃብ ንክሸጥዎይ ክገብር ይኽእል እዩ።

ኣብ ሃገርና ብዙኅ እኳ ርሊስት እንተ ዘይሃለወ ግን ኸዚ ኣብ ከይዲ መቢዕባል ስለ ርርከብ ናይ ሓንቲ ዓዲ ገንዘብ ኣታው ክኸውን ኽይሉ እዩ ርልስት ብምስራሕ ስተፈላለዩ ዓብዓልሞያታት ኣብቦ ብምስታፍ ናይ ገንዘብ ምርካብ የኸሉ::

ናይ ገዛቕሑ ዝበሉ ዝተፈላለዩ ዓይነት ንብረት ለሓዘ እዩ ኣብነት ወንበር ጠረቤዛ ሻሓነ ብርጭቆ ዝተፍላለዩ ነገራት ኣብ ማእኸል ዕዳጋ ብምርካብ ናይ ምልዋጥን ምቕባልን ዝኽየድ ከይድ እዩ።

እዝ ዋና ጽቡቕ ዕላሙኡ ዝኾነ ናይ ኢንሽራንስ ዝኾነ ሓደጋ እንተጋጥ መካ ብምጽራይ መረዳእታታት ምእምእቲ ኸኻብ እቲ ዝበጽሐ ሓደጋ ትኽክል ምዃኑ ምሰረጋገጸ ናይ ካሕሳ ዝኸውን ገንዘብ ስለ ዘህበካ ኣብ ዓለምና እቲ ተመራጻይ ዝኾነ መንገዲ ናይ ድኅንነት ኃደጋ እዩ::

ማእኸላት ዕዳጋ ኽንብል ከለና ዝተፈላልዩ ነገራት ከማልእ ይግባእ፡፡ እቲ ሓደ ቦታ፣ ካልኣይ ፀጥታ፣ ሣልሳይ ናይ መስመር መራኸብን ጊድን ክህልዎ ይግባእ፡፡ እዚ ኽንብል ከለና ፀጥታ እንተሃልዩ ናይቲ ከባቢ ውሕስና ይሕሎ፣ እዚ ድማ ናይ ሓንቲ ዓዲ ምዕባለ ከርእየና ይኽእል፡፡

ናይ ሕዝቢ ግልጋሎት ዝበሃል ተኾይኑ ብሕዝቢ ተስሪሑ ናብ ሕዝቢ ግልጋሎት ዝቕርብ ተኾይኑ እዚ ታይበሃል ናይ ሕዝቢ ግልጋሎት ይበሃል። ሓደ ኻብኣቶም እዚዮም ዝተፈላለይ ነገራ ተነቐሪድድ ምኽእል ንኣብነት እቲ ሓደ ዝኸውን ባዕሉ ናይ ሕዝቢ ግልጋሎት እዩ።

ናይ ባንክ መተግበርታት በሃሉ ዝተፈላሌ ኣይነት መተግበርታት ኣለዉ እተሓደ ን ናብ ባንክም ትሕላፍ ገንዘብይከዓል ካባካውን ነዋካውንት ማለትውን ዘተፈላሌ ገንዘብታት ናብ በዓልናኽነምፂ ንኽል።

ምኅርትታት ሥዉዓት ብጥዓሚ ናይ ብብልሻይ ክእለት ስለለለዎም ትቦታ ዝሕል በለ ቦታኸውን ኣለዎ ኻልኣይ ደንበኛታትና ንስተፈላለይ ይግልጋሎት ከመስጕኑ ኣለዎም እዝ ድማ ብቲ ናይ ጸባውፂ ተርእዩ እንቶም ናይ ደንበኛታትና ተወሳኸ ነገር ክብሃቦም ዘለጸ ኽሳሕባይን ጽቡቕ ገዛን ክኸውን ይገብሮ::

ሓደ ሰብ ኣብ ሥራሕ ውዒሉ ምሉእ መዓልቲ እናሠእናሠርሐ እናጋሕ ሓገ ዘ ዝወዓለ ሰብ ናይ ግልወቱ ዙኸውን ዘቕይረሉ ብቕርሺ ይኸውን እዙይ ድማ ጥረገንዘብ ተባሂሉ ኣይፍለጥ ናይዝ ምኽንያት ዝኾነ እቲ ሰብ ሥርሕ ዝወዓሎ ንሕይወቱ ንኽደፍእ ዘልዮ ጥረገንዘብ ኣሎ እሱ ድማ ግልወቱ ብምፍሳስ ንቲ ጥረገንዘ ብረክብ እዝ ጥረገንዘ ምስ ረ ኸበ ድልየታ ሎ።

ኢንሹራንስ ናይ ወታደር ኽንብልከለና ሓደ ወታደር እናይ ዓዱ መሥዋዕቲምምኽፋል ድምበር ብምሕላው ሕይወቱ ይኸፍል እዝ ድማ ናይዝ ኢንሽራንስከውን ልኽህድ ንደቁ ኣብ ዝኾነ ሓደግ እን ተጋጥምዎ ካሕሳ ናይ ምኽፋል ግደታ ኣለዎም::

ናይ ወጭን ጊዲ ቢሮታት ናይ ገዘብ ልውጥ ኢክዩሲታት እዝ ኽንገብር ከለና ናይ ገንዘብ ወጭኽንገብር ከለና ካብ ዝኾነ ድርጅት ጥንቃቓ ብዝተመልኦ ኽንገብር ኣለና ምኽንያቶም እቲ ብስሕተት ምናልባት ለይተውሃልናዮ እንተ ጌርና እተ ጥፍኣት ንህና ስለለኸውን ተሓታትነት ዓዋና ስለ ዝዓርፍ ምሉእ ጥንቃቐን ውሕስናንኩን ወስድ ይግበና።

ሓደ ሰብ ኢንሹራንስ እንትምስጋብ እዝማለት ውዕል ይፍጽምሎም ምስ ናይ ኢንሽራንስ ትከኣል ማለት እዩ። እዝ ድማ ዓውዪ ኪሳራ ዝነበራ ብኒእሽተይ በብወርኅን እናኸፈለ እንት ጸንሕ ሓደጋ ኣብ ዘጋጡ መሉኡዋን ነቲ ናይ ኪሳራ ቕንሰሉ ዋጋ ማለት እዩ።

እቲ ዝበለፀ ናይ ፀባ ምህርቲ ዝኸውን ብሕክምና ልተሓከማ ላሕም ወይ ድማ ኽንክን ዝግበረለን እንትኸውን ዝበለጸ ናይ ፀባ ምህርት ንረክብ ኻልእ ድማ እቲ ፀባ ብስነ ስርዓት ተዓሽጉ ብሕሩጭ መልክዕ ወይ ድማ ፈሳስ መልክዕ ናብ ተገልጋሊ ንተቐርብ ዝለዓለ ዓወት ይርከብ።

ናይ ጸባ ምሕርትታት ሥዉዓት ኣብ ሃገርና ውሑዳት ናይ ጸባ ምሕርታት ሰዉዓት እንትልዋ ግን ኣብ ከብከባብኡ ብዝተፍላለየ መንግታት ሽወጠሉ ኩነታት እምእዮ እዝ ድማ ናብ ዝተፍላለዩ ሥውዓት ክንኪምዕብል ዝግበር ሓያድ ርግብሪ ቤድልየ ማንያቱም ጸባን ወዲ ሰብ ከም መሠረትውን ምግቢ ስለ ዝጐነ።

ናይ ሓደ ነጋዳይ ኢንሽራንስ ክንዲምልከለና እቲ ነጋዳይ ዝተፈላለ ዓይነት እታወታት ብምእጣው ናውሽ ተዓዲ ንውሰደድውን ዝሰድድ እንተነይሩ እዙይ ብዘይተፈለጠ ሓንደበት ናይ ዋጋ ኪሳራ ወይ ድማ ዝኾነ ሓደጋ እንተጋጢምዎ ናይ ኢንሽራንስ ምር ካብ ዓላፍነት ኣለዎ እዝ ድማ በብወርኁ ዝከፍል እንተ ነይሩ ይኸቡ።

ናይ ሓደ ሕይወት ሰብ ኣብ ዝተፈላለዩ ነግራት ዝተደርኸ እዩ ንሱ ድማ ኣብ ጥረ ገንዘብ ዝተደርኸ ኽንበልንኽእሊና ግን ንእሽደይዘጸግብ ይመስል ምኽንያቶም ወዲ ሰብ ሥራሕ እንትሠርሕ ።ዝተፈላለይ ነገራት ይረክብ ኣብነት ፍረፃማ ወይ ናይ ድልሶርሖ ፃማ ይረክብ እፍሱ ድማ ብጥረ ገንዘብ ይከሓስ እዙይ ዋና መፍትሕ ናይ ወዲ ሰብ መነዋውሮ ዘድየ እዩ።

ኣብ ሃገርና እቲ ዋና ርልስየት ልሥርሑሉምኽንያት ስተፈላልዩ ሰባት በዝኂ ሕዝቢ ዘለዎ ኣብ ሓንቲ መሬት ክነብሩ ይዂሉ እዝ ኽንብልከልና እቲ ሕንፃን ለዓሊን ኣወስኽና ብልኽድና ኣብኡውሱን ቦታ ዝተፈላለዩ በዝኂ ሕዝቢ ዘለዎ ሰባት ክኖብሩ ስለ ልዂሉ በዝሕ ሕዝቢ ኽንቕንድ ስ ንኽል::

ናይ መተግበር ባንክታት ዝተፈላልዮ ዓይነት ዝርዝራት ኣለዉ ናይ ማይን ፍሳስን መኽፈልን ናይ ኤሌትሪኽ ኃይሊ መብራህት መኽፈሊ ናይ ዝተፈላልዩ ግልጋሎት ናብ ዝደለናዮ ሰብ መተሕላለፊ ገንዘብ ካውዚኦም ብምምራጽ እቲ ዘድልየና ነገር ብምጥቃም ኽንጥቀም ንኽእል ኢና።

ኣብ ሃገርና እቲ ዘለዓለ ናይ ጸባ ምህርቲ ዘለዎ ዝርከብ ኣብ ናይ ወፃይ ሃገር ዝርከብ እንትኸውን እዚኦም ድማ ኣብ መዓልታዊ ኽትትል ንተንከፍቲ ግበረለን ሓልኣይ ድማ ኽትትል ናይቶም ኣትዮም ዝወፁ ዘለዉ ንተንእንሳ ዝርእይዎን ትዕንኦም ዝተሓለዎ ክከውን ይግባእ እዙይ ማለት ድማ ናይቲጸባ ዝተሓለወ ጥዕነ።

ናይ ኣቕሑ ቢሮታት ነጋዲታት፡- እዚኦም ዝተፍላለዮ ኣቝሑታት ና ውሽጢ ዓዲ ብምእታው ዝተፍላለዩ ከስቢ ብምርካርብ ናይ ሕ/ ሰብ ዘቕሩቡ ዓይነት ኣቕሓ እዮም፡፡ እዚ ድማ ንሕብረት ሰብ ብዝተመጣጣን ዋጋ ብምቕራብ ንሕብረት ሰብ ዝጠቅም ዓይነት ኣቕሓ እዩ፡፡

ገንዘብ ኣብእነብመሕላልፈሉ እዋን ዝተፈላለዩ ናይ ኻልኦት ሰብ ኣምሲሎም ዝሠርሑ ስለ ዘለዉ ናብቲ ን ኣብ መሕላ ልፈሉ ሰብ ብጥንቃ ኽንሕልፈሉ ይግባል ኣልኣይ ድማ ካብ ዝተፈላለዩ ዓይነት ዘየድልዩ ኣካውንታንት ።እንትመጹና ከም ዘይረአና ኽንሐልፉ ኣለና ምኽንያቱም እቲ ዘይፍለጥ ኣካውንት ናይ ሠርቆት ኣካውንቲ ክውን ስለ ዝኽእል አዮ።

ኣብ ማእኸላት እዳጋ ዝተፈላዓለዩ ናይ በዝኂ ሕዝቢ ክርከብ የኽእል። ምኽንያቱም ዝተፈላለዩ ሰባት መነዋው ሮኦም ንድፋ ናብ ዕዳጋ ብመብጻእ ዘድልይዎም ነገራት ብምግዛእ ክኸዱስ ለልኾሉ ኣብኡ ድማ ዝተፈላለዩ ናይ ጕልወት ሊሠርኁ ሠራሕተኛታት ክህልዎ ይግባእ ምኽንያቱም ናይ ሓደ ንብረት ተሸኪምኻ ናኻሊ ቦታን ምውሳድ ስለ ዘድሊ።

ኣብ ሓንታ ሃገር ማእኸላት ዕዳጋ እንትልዋ ናይቲ ሓንቲ ሃገር ምዕባለታት ከምፂ ዘኽእሉ ሓደ ነጥቢ እዩ መሕንያቶም ማእኸል ዕዳጋ እንተሎ ዓብ ሓንቲ ዓዲ ዝተፈላልይ ነገራት ብመምጻእን ብሚሻጥን ናይ ሓንታሃገር ምዕባለ ከምጽ ዘኽል እዩ።

ጥረ ገንዘብ፡- ጥረ ገንዘብ ማለት ኣብ ኢድና ዝተወሰነ ገንዘብ እንትህልየና ጥረ ገንዘብ ሒዙ ኣሎ ይበሃል፡፡ ጥረ ገንዘብ ዘድልየና ንዝተፈላለዩ ነገራት ኲዕል የኸል ኣብነት ምግቢ ኣብ ዘድለየና ጊዜ ንገዝአሉ፣ ኣብ ዝጠመየና ጊዜ ምግቢ ክንበልዐሉ፣ ኣብ ልፀመአና ጊዜ ማይ ዓዲግና ንክንሰትየሉ ዘገልግለና ነገር እዩ፡፡

ናይ መኪና መሸጥ ቦታን ብልከለና ስፍሕ ዝበለ እንትኸውን ይምረጥ ምኽንያቱም ተን መኪና ኸም ደስቲበለን ኣቴን ክፃ ኸም ዘለውን ኻልኣይ ድማ ናይ ሎሞይ ዘመናዊ መኪናታት ብኤሌትርክል ሠርሓ ኾይነን በዕለን ክዝወራ ዝላ ስለ ዝኾና ምንም ዘጸግብ ነገር የብለንን።

ናይ ውፂኢት ጸባ ዝኾኑ ነገራት ዝተፈላለዩ ንሰውነትና ሃነጽቲ ነገራት ስለ ዝኾኑ መብዛሕቲዩ ኅብረተሰብ ኣብ ዝረኸቦ ሥዓት ብምግዛ ተጠቃማይ ክኸውን ምግባር ኣለዎ እዝ ኽንብልከለና ኣብ ዝተፈላለዩ ድኳናት ወይንለ ሱቃት ከም ዝከፋፈል ክንገብር ኽንክ።

ዝተፈላልዮ ዓይነት ኢንሽራንስ ኣለዉ ካውኣቶም እቲ ሓደ ናይ ንብረት ኢንሽራንስ እንትኸውን ከምኒ ባቡር መርከብ እዙይ ቕድሚ ሓደጋ ምውጽሑ ኣብ ንገዘሉ ሰዓት ወድያውም ዝተገዘ ናብ ኢንሽራንስ ኽነትዎ ይግባል እዝ ድማ በብወርሒቕርሽን ኻፈልና ንጸንሕ ሞ ሓጋጥመ ሓደጋ እንተጋጥመና ናይዝ ሓደጋ መንስየ ምስ ተጻረየ ገንዘብ ይበሃወና።

ሓደ ብዓል ሃፍቲ ርሊስት ብምስራሕ ናይ በዝዕ ሕዝቢ ኽቕንሲ ኽህል ኻልይ ድማ ትርፊኽ ሕግኒ ኽል ምኽንያቱም ዝተፈላለዩ ዓይነት ማተርያላት ኣቕሑ ካብ ደገ ብምጻእ ናብ ውሽጢ ዓዲ ብምእታው ስተፈላሌዩ ናይ ገንዘው ሸርፍታት የቲ ኻልኣይ ድማ ንወዕል ተጠቃሚ ይኸውን።

ሓደ ነጋዳይ ዓብዪ ንግኒ እንተሓሊይዎ እዝ ንግዱ ኣብ ኢንሸራንስ ብምዝጋብ ወርኅ ወርሒ ኽፍሊት እናኻፈለ ብምጽናዕ ኣብዝኾነ እዋን ሓደጋ እንተጋጥሞ ናይዙ ዝኾፍሎ ወርኅ ወርኅ ነበረ ደረሰኛ ብምእካብ ናብ ኢንሽራንስ ብምኻድ ናይዝ ዝዂሉ ዝወጽሖ ውድመት ካሓሳክርክብ ይኽል።

ኢንሽራንስ ክን ብልክለና ሓደ ሓደጋ ኸጋጥሚ ኢልኻኽ የሓሰብኻዮ ተጋጥ መካ ስለ ዝኽህል ብቕድሚኡ ኣዘጋጅ ሓምፅናሕ ጸቡቕ እዩ ስለዙይ ንዘይድ ዝተብሃለ ድማ ኢንሽራንስ ዝበሃል ሞጺዩ ሕዚ ድማ ዝኾነ ሓደጋ እንተጋጥ መካ ናይዙ ከሕሳ ዘውው በወቓ ነገር እዩ ቖድሚኡ ግን በብወርኅን ኣኽፈልኻሉት ጸንሕ ዓይነት ኢንሽራንስ እዩ።

ዝኾነ ነገር ልውጥ ገንዘምኽነ ካይድ ክልና ብዲግታል መልክዕን ተዝኸውን ዝለዓለ ተመራጽ ይኸውን እዝ ድማ ኣምነት ናይ ትምህርት ኽንኸፍል ተደሊና ናይ ተምሃሮ ትምህርት ወይንደለ ናይ መብራት ኽንኽፍል ተደሊና ብዲግታል ባንክንግ መዋይል ብምኽፋል ዝተፈላልየኣይነት ግልጋሉት ንረካ::

ጥረ ገንዘብ ክንብል ከልና ካብ ዝተፈላለየ ተኽልታት ይስራሕ፡፡ እሱ ድማ ሓደ ዓይነት ተኽል እንትኸውን እዙይ ንጥረ ገንዘብ መሥርሖ ተዋሂሉ ብጥንቃቐ ዝዓቢ ተኽል እዩ፡፡ ዝተፈላለዩ ነገራት ብምትሕውዋስ ናብ ጥረ ገንዘብ ይቕየር፡፡ እዚ ድማ ኣብ ሐብረ ተሰብ ብምቕባል ንዝተፈላለዩ ነገራት መዕደጊ ይውዕል፡፡

ናይ ውጭ ንግዲ ቢሮታት ናይ ገንዘብ ልውውጥ ክንብል ከለና፣ እዚ ብሰብ ብዓል ሞያታት ዝከናውን ኾይኑ ብጥንቃቐ ኽሥራሕ ዘለዎ እዩ። ምኽንያቶም ኣብ ወጪ እንለዋወጠሊ ጊዜ ዝኾነ ስሕተት እንተተፈጺሙ እቲ ሓላፍነት ኣብ ኢድና ስለ ዘሎ ኪሳራ ናብ ኢድና ይመጽእ ኣሎ ማለት እዩ።

ናይ ገዛ ቕሑታት ልበሃል ከምናይ ክና ወሕታት ኣምሳሰሉ ናይ ሳሎን እዚ ብጥዓም ኽባራት ቝሕታት ስለ ዝኾኑ ካብ ወፃ ገራት ብምምጻእ ና ውሽተ ዓድ በምእታው ዘተፈላልዩ ናይ ዕዳታት ሠራሕ እድላት ምፍጣር ይከኣል።

መብዛሕቲኡ ሕብረተሰብ ኣብ ምዕቡል ሃገር ዝነበር ጥረ ገንዘብ ኣይትቀምን ምኾንያት ዝኾነሉ ድማ ስለ ዝማዕወሉ እንትኸውን ኣብ ድኾማት ሕብረተሰብ ወይንለለ ሃገራት ከምእናኣፍሪካ ዝበላ ብጥረገንዘብ እየን መነዋውርኣን ዝደፋኣ ምኽንያቱም ድማ ናይ ዘመናውነት ነገር።

ኣብ ሃገርና እቲ ዝለዓለ ናይ ጥረ ገንዘብ ሥርከብ ኣለ ሃገር ኣብ ዓድና እትርቀብ እንትኸውን እዝ ድማ ብናይ ኢኮኖሚ ውድቀት ዝለዓለ ጥረገንዘብ ንክህልዋ ኣኺልዋ እዩ ንዘ ዝኸውን መፍትሕ ድማ ናይ ዘመናውን ነገራት ምጥቃም ኣገዳስ ይኸውን ምኽንያቶም ናይቲ ኢኮኖሚ ዓዲ ኣዚይትሑት ስለ ዝኾነ።

ሓደ ርሊስትን ምህናጽ ዝተፈላለይ መሣርሕታ ኣኣድሊና በዓል ሞያ ሕንጻ ሓሸዋ ጭንጫ መስትዋት መንዳቕ ስሚንቶ እዙዮም ብምውሃድ ሓደ ዓብዪ ሕንጻ ብምህናጽ ርሊስት ኢና ንጽዋዖ።

ኣብ ሃገርና ርሊስቴት ብምሥራሕ ናይ ዝተፈላለዩ ፀገምስ ሰባት ኽንፈትሕ ንኽእል፣፡ ኣብነት ሥራሕ ዘይብሉ ሰብ ርሊስቴት ክሠርሕ እየ እንተኢልኻ ናብኡ ብምምጻእ ዝተፈላለዩ ነገራት ብምስራሕ መዓልታዊ መነባብሮኦም ኽደፊእ ይኽእል፡፡ እዝ ድማ ናይ ሓደ ህይወት ምድሓን ማለት እዩ፡፡

ናይ በተክርስያን ገንዘብ ምሕዳር ንስተፈላለይ ነገራት ኲውዕል ይቕል ሓደ ንመሬይት መቐበሊን በተኽርስያን ምስርሒ እቲ በተክርስያን ብዙኅ ዓመት እንድኅርተገይሩ ንኻላይ በተክርስያን ምሥርሒ ገንዘብ ጽቡቕ ተኸኸብ ስለ ለለዎ ኣብ ቱዒ ቦታ ኽቕመጥ ይግባእ።

ናይ ወጭ ንግዲ ቢሮታት ናይ ገንዘብልዎ ጥኽነካይድ ካለና ብስተፍላሌ መንግልታት ኽነካይድ ንኽህል ኣብነት ማይል ባንኪ ብምኽፋት ሥራሕናት ዝቐለለን ዝጸፍፈን ኮንጐብሩ ኣለና ናይ ግልጋሎት ሰርቢስ ብምጥቃም ብስተፍላል ኣይነት መህብቶታት እንድረክብ።

ማእኸል ዕዳጋ ኽ ንብልከልና ኣብ ሓደ ቦታ ብዳጋ ዝለዋወጠሉ ኣቕሓ ዝቃየረሉ ዓይነት ኣገባ ሜላ እዩ እዝኽ ንብልከልና ስፊ ሕዝበለ ቦታ እንትኸውን ይምረጽ ምኽንያቱ ዝተፈላለይ ነገራት ናይምልዋጥን ምሻጥን ከይድጽ ካይደሉ ስለ ዝኾነ በዝ ሕዝቢእውን ስለ ዝርከበሉ እዩ።

ናይ ኣገልግሎት ናይ ቤተ ክርስያን ገንዘብ መውዙሕቲ ጊዜ ካብ ምእመናን ናይ ቤተ ክርስያን ናይ ኃይማኖት እምነት ክርስትናልኾኑ ይእከብ እዝ ድማ ንትበተ ክርስያን ዝውዕል እንተኸውን መብዛሕቲዩ ሰብ ኣብ ክርስቶስ እንተኣምን ብዘለዎ ኣዋፂኡ ንበት ክርስያን የዋፂ ማለት እዩ።

ሓደ በዓል ሞያ ርሊስትት ክሠርሕ እንተሓሲቡ ክህልዎ ዝኽኢል ገንዘብ ድርክት ዝበለ ገንዘብ ክህልዎ ይኽል ሓልኣይ ድማ መሬት ክህልዎ ይኽል ንዝ መሬት ድማ ብደምብድ ጽንዓት ኸግበሩ ኣለዎ እቲ መሬይት ኽንደይናይ ዝኣክል ከም ዝሽከም ምኽንያቱም ርሊስትት ኽንሠርሕ ከለና ነብ ውሕት ወቓት ስለይ ንሠርሕ ምስቲ ከባቢ ይምችዶ ህነታት ኣዮሩ ኽነጻሪ ይግባእ።

ናይ ገንዘብ ድው ወፅኽነካይድከለና ኣብ መንጎኽልተ ናይ ደንበኛታት እንትኸውን እዙይ ድማ ተሓደ ነጋዳይ ወይ ነደ ተሓደ ተጠቃማ ኣይኮንውን የኽህል ኣብዚ ድማ ምንም ዓይነት ሰኅታት ክፍጸም የውልየ ምኽንያቱም ምስ ናይ ዓድውሽጥን ንሃገር ወፃን ስለ ዝካየድ ምምላሱ ኣዙይ ኣጸጋም ስለ ለኾነ እዩ።

ናይ ጸባ ምህርቲ ሥውቓት ብስተፈላለይ መልክዕ ብምዕሻግ ናብ ዕዳጋም ቕራብ ይከኣል እቲ ሓደ ብጥርሙዝ እንትኸውን እዙይ ድማ ንሕፃውንቲ እንተዘይምከር ንዓ ቤተ እዙይ ዝበለጸ የኸውን እዙይ ንመናእሰይ ዝጥቆምዎ እንትኸውን ስጶር ሠሪሖምሞፂኦም ጸባ ብምስላይ ኣዕጽምቶም ኸጠንኩሩ ይገብር እዙይ ድማ ኣብ ስተፈላለይ ናይ ጅማት ሰን ከባብታት ብምሻጥ ዝለዓለት ትርፍን ረክብ።

ናይ ሕዝቢ ግልጋሉታት ልበሃል ንኣምነት ከም ቤት ፍርዲ ጠናጣብያ ሆስፒታል ዝዝተፈላለይ ነገራት ናይ ሕዝቢ ግልጋሉት ይበሃል ምኽንያቱም ብሕዝቢ ተሠሪሑ ናብ ሕዝቢ ዝቀርብቲ ኾይኑ ናይ ሕዝቢ ኣገልግለት ይበሃል።

ኻልኣይ ድማ ዝተፈላለዮ ዓይነት ናይ ጸባ ውፅኢት ፅርይቶም ለዝሓለዉ ን ክኾኑ ጥንቁቋት ስራሕተኛታት ኽንቖጽር ይግባእ። ምኽንያቱን እንድሕር ብጥንቃቕ እንድሕር ዘይሕዝናዮ ናይቲ ጸባ ናይ ምብልሻው ዓቐሞ ዝለዓለ ይኸውን።

ማእኸላት ዕዳጋ ኣብ ዝተፍላልዊ ቦታታት ይርከብ ምኽንያቱም ወዲ ሰብ መነዋውሩኡ ክነብር እንተ ኾይኑ ዕዳጋ ኽለዋወጥ ኣለዎ ኣብነት ሓደ ሓረስታይ እኽልቢምእምራት ናብ ዕዳጋ ኂዝዎ ብምውፃእ እቲ ንብረት ብሚሻጥ ገንዘብ ይረክብ ገንዘብ እንተ ረኺቡ እቲ ገንዘብ ድማ ኣብ ዝተፍላል ነግራት ብምውዓል ናይ መነዋውሩኡ ክደፊእ ይኽህል::

ኸዝና ኣብነት እነታትና ወይን ድማ ኣዶታትና ኣብእዋን ወሊድ እንተሃለዋ ዝኾነ ነገር እንተድልይዎን መዋይል ባንክ እንተሃሊወን ወድያዊ ብምይል ባንክ ብምእዛዝ እቲ ዘድልየ ናቕሓ ናብ ገዘን ከም ዝመጸለን ምግባር ይከኣል እዙይ ዋኑኡ ድማ ናይ ዲጊታል መዋይል ምጥቃም ኣገዳስ ይኸውን።

ሪልስቴት ንምህናጽ ዝተፈላለየ ዓይነት ናውቲ የድልዩና ሓደ ናይ ሰብ ጉልበት ኻልኣይ ናይ ሰብ ርእሲ ክንምል ከለና ብጣዕሚ ጐበዝ ልኾነ ውህብቶ ለለዎ ሰብ ክሰርሖ ክኽእል ኣለዎ፡፡ ንሪልስቴት ኣብ እዋን ምንቅጥቃጥ መሬት ዝተፈላለዩ ነገራት ሓደጋ ንከይጋጥም ዝፈቅድ ዓይነት ብዓል ሙያ ክኸውን ኣለዎ፡፡

ብዲጊታል መዋይል ባንክን ብምጥቃም ናይ ዝተፈላለዮ ኣብነት ቐጽዓት እንተጋጥመና ኣብነት ናይ ትራፊኽ ቕጽዓት እንትልወና ብመዋይል ባንክን ኣቢልና ክንኸፍል ንኽእል እዝ ድማ ሠራሕና ኣብዝድለ ሰዓት ቕነብጽሕ የሕግዘና።

ዋና ምኽንያት ርልስቴት ልተፈጠረሉ ድማ ብምኽንያት በዝሒ ህዝቢ እዩ ኣብ ሃገረ ቻይና በዝሒ ህዝቢ ዝርከበላ እንትከውን ብመሬትውን ስፊሕ ዝበለ እዩ ግን መብዛሕቲኡ ሕብረትሰብ ኣብኸተማ ኽነብር ስለዝደሊ እቲ ሕብረትሰብ ድማ ናይዚ ድልየት ብምምላዕ ርሊስቴት ሃኒፁ ንቲ ተጠቃሚ ወይ ድማ እንቲ ተገልጋሊ ኣብኡ ንኽነብር ገይርዎ።

ናይ ገንዘብልዎ ጥንቲ ካየድ ኣብ መንጎኽልተ ሰባት እዙ ኣዙይ ጥንቁቕ ዝኾነ ጥንቃንገብር ኣለና ምኽንያቱም ጥንክሩ ለኾነ ብ ማኅደራ በዓል ሞያል ማኃደርኸውን ኣለዎ ምኽንያቱም ወጭኽነውፅ ኸለና ሓደን ዋዕሉ ዝኣክን ናይ ምኅዳር ክእለት ከልወና ኣለዎ።

ተመሳሳሊእውን ዲጅታል ባንኪንግ ዲጂታል ሞዋይል ባንክ ኽንጥቀም ከለና ዝተፈላልየ ኣይነት ግልጋሎት ንረክብ ኣብነት ናይ ዕዳጋ ዘድልዩና አቕሑት ኣብ ገዛና ኾይንና ብምእዛዝ ብምዋይል ባንክ ብምኽፋል እቶም ለአዘዝናዮም ሰባት ናብ ገዛና ከምፁኡልና ይክእሉ።

ማእኸል ዕዳጋ ዝበሃል ሓደ ሰብ ዝኃዞ ምህርቲ ኣምሬቱ ናብቲ ዕዳጋ ብምውፃእ እቲ ቕሓ ብሚሻጥ ኻሊእ ነገር ክገዝእ ዘኽለሉ ኣገባብ እዩ እቲ ኻሊእ ሰብ ድማ ዘድልዮ ነገር ኂዞ ናብ ኻሊእ ብምኻድ ዘድልዮ ናኣውቲ ኸማልእ ይግባእ።

ርሊስት ኽንብልከለና ብበዓል ሃፍቲ መያል ሠራሕ ወይ ድማ ብመንግሥቶ ኾይኑ እዝ ብበዝሒ ገንዘብ ዝደሊ መዓት ንብረታት ዝደሊ ኾይኑ ንዝ ድማ ኣበይቲ በዕል መያታት ዘልይዎ ሓደ ዓብዪ ትካል እዩ።

ብተመሳሳሊ ውን ብግልጋሎት መጕዓዝያ ባቡር ናይ ባቡር መዕረፉ ቦታ ብምኻድ ኽንከፍል ከለና ዝተፈላለየ ወረፋታትን ድፍእን የጋጥመና እዚ ድማ ንምክልኻል ብድጅታል ሞባይል ባንኪ ብምጥቃም ጊዜና ቆጢብና ኣብ ደልናዮ ዳካፊ ኮፊልና ኸፊልና ሰዓትና ምስ ኣኸለ ወዲያው ከድና ምስፋር ንኽእል።

ርልስት ንምስራሕ ዝተፈላሌይ ነገራት የድልየና እቲ ሓደ በዓል ሞያ መሬት እና ዝተፈላልዩ ዓይነተቕሑ ኸምኒ ሚስማር ሓመድ ሕፃ ስሚንቶ ዝተፈላለይ ነገራት ብምትሕዋስ ሕንፃ ይሠራሕ::

ሓደ በዕል ሃፍቲ ሃፍት ኣብ ናይ ምህርቲ ጸባ ፈሰስእንቲ ገበር ዘለዓለ ረብኃ ኣይጥቀም ሓደ ዝተፈላለዩ ናይ ጸባውፂየት ልኾኑ ከምኒ ጠስሚ ኣጅቦ ዝበሉ ናብ ፋብሪካታት ብሚሻጥ ምስተፈላለዩ ምግብታት መሥርሕ የውዕል ኻልይ ድማ ኖባዕሉ ተጠቃሚ ይኸውን።

እላ ማለት ንኽዳዉንቲ ጥራሕ ሰብ ተኸዲንዎ ኻልኣይ ናብ ዕዳጋውዕ ኢሉ ተሸይጡ ኻልኣይ ሰብ ኽጐብረከሎ ጥራሕት ለይኾነስ ኻሉት ኣቕሕታትውን ቦንዳን እናተዉኃሉ ይፍለጡ ኣብ ነት ኣምናይ ወፃህታት ሃገር ዘተጣዖምሎ ማቝሑት ኣው ዘምፂ ኻዋኽትሸጠም ክለኻ ናይ ሓ ቦንዳ ይበሃሉ።

ማእኸላት ዕዳጋ ዝበሃላ ዝተፈላለዩ በዝሒ ህዝቢ ዝርከበሉ እንትኸውን ምኽንያቱም ድማ ወዲ ሰብ መነባብርኡ ኽነብር እንተኾይኑ ዝተፈላለዩ ነገራት ክለዋወጥ ኣለዎ፡፡ እቲ ዘለዎ ንቲዘይብሉ ብምሻጥ ከማልእ ይግባእ፡፡

ፀባን ወዲ ሰብ ኣዙይ ኣድላይ ዝኮነ ንጥረ ምግቢ እዩ እዚ ኽንብልከለና ከም ካብ እንስሳ ዝሕለብ እንትኸውን ግን ዝተፈላል ዓይነታት ጥቕሚ ከምዘለዎ ምግንዛብ የድሊ።

ናይ ቤተ ክርስትያን ናይ ገንዘብ ኣገልግሎት እዙይ እንስተፈላለዩ ነገራት ይውዕል ሓደ ንቶምቕሽቲ ኣብኡ ዘገልግሉ ይውዕል ኻልኣይ ንካህናት ሣልሳይ ንኃለቃታት እቲ ኻልጵቶወሳኺ ድማ ንበተኽርስያን ምህነጺ የኸውን ምኽንያቶም ዞምውኡ ለ ገልግሉ ለዉ ሰባት ግልወቶም ጊዜዮም ንእግዚኣብሔር ሰው ዮዮም ስለ ዘቕረዎ ዘለዉ ናይ በቴ ክርስትያን ጌልጋሎት።

ኣብ ሓንቲ ዓዲ ሪልስቴት ብምህናፅ ንዝተፈላለዩ ኣካላት ብምክራይ ገንዘብ ኽንረክብ ንኽእል፡፡ ኻልኣይ ድማ ናይቲ ዓዲ ጭንንቕ ክንሕሊ ንኽእል፡፡ ሳልሳይ ድማ ንዝተፈላለዩ ነገራት ዝውዕል ገንዘብ ኣብኡ ብምውዓል ገንዘብ ኽንረክብ ንኽእል፡፡

መብዛሕቲኡ ሕብረተሰብ ስራሕ ልሰርሕ ጥረ ገንዘብ ንምርካብ እዩ ናይ ጥረ ገንዘብ ምርካብ ዕላማኡ ዓዝዩ ዝለዓለ እዩ ምክንያቱ ጥረ ገንዘብ እንተሒዝኻ ደስ ዝበለካ ነገር ክትገብር ትኽእልኻ ኣብ ሕይወትካ ዘጋጡሙኻ ፀገማት ብጥረ ገንዘብ ኣቢልኻ ኽትፈትሖ ትኽእሊኻ ኣብነት ናይ ሕክምና ጸገም እንተጋጢምካ ብጥረ ገንዘብ ወይ ለ ብቕርሺ ኣቢልኻ ንኽትሕከም ይኽእልካ ጥረ ገንዘብ እንድሕር ለየብልኻ ግን ምሕከምት ስእን ኻልኣይ ነገርውን ኸመጌርካ ናብራኻ ትነብር ምግቢ ትበልዕ ዝተፈላለዩ ነገረት ብጥዓሚን ጣዓምሊ ሕጊ ዝዓይነት ገንዘብ ጥረ ገንዘብ ይበሃል።

ሓደ ብዓል ሃፍቲ ርልስተት ሠሪሑ ምስ ወድአ ተፋልጡ እንተደልዩ ብቲፊ ወይ ድማ ብኢንተርኔት ብምስዳድ ናብ ዝተፍላለዮ ሃገራት ክርእይዎ ብምግባር ሊቲ ርልስተት ብምግቡናይ ደሱ ቦሎ ሰብ ናይ ክገዘዕድል ነጻፍቓት ክህብ ይግባእ።

ናይ ወጭ ንግዲ ቢሮታት ናይ ገንዘብልውዊ ጥኽንበድ ከለና ኣብዝ ልሠርሕ ሰብ ኣብዙይ ተኣማንንን ናናይ ክእለት ሞያድ ኣለዉ ኣውን የግባ ምኽንያቶም ዝናይ ወጭ ዝውውር ብሓደ ጊዜ ካይድ ስለ ዘይከዓል ብዝተኽኣለ መጠን ብኽልቲ ሰብ ተዝኸውን ይምረፅ።

ኢንሹራንስ ናይ ሓደ ፋብሪካ ዝተፈላለዩ ነገራት ዓበይቲ ፋብሪካታት እናምረተ ዝፀንሀ ንአብነት ፋብሪካ ምድሓኒት እንተኾይኑ እዙይ ናይ ህንደይ ሕይወት ሰብ ዘድሕን ዝነበረ ፋብሪካ ብድንገት ሓደጋ እንተ በጽሒይዎ ናይ ትካል ኢንሹራንስ ካሕሳ ንኽበፅሖ ግዲታ ኣለዎ።

እቲ ናይ በተ ኽርስያን ገንዘብ ዝኣቱ ዘሎ ምስ ናይ ምሕዳር ብምትሕባር ናም ናይ ጥእናጸገም ዘለዎም ወንለለ ኣረጋውያን እቲ ገንዘብ እንትውዕል ዘለጸ ጽቡቕ ኢኸውን ምኽንያቱ ናይ እግዚኣብሔር ቃል ምኽባር ኣውዪ ኣስተዋፅ ኸም ዘለዎ ነጋናዘብ ይግበን::

ርልስቴት ኣብ መሬት ግዛኣት ቤት ምልማድን ምሻጥን ዘተመርከሶ እዩ ሰባት ቤት ብምግዛዕ ምዕረፊ ገዞኦም ክዝህረዂሉ ዓይነት ርልስቴት እዩ።

ብወንዳታት ኽድብልከልና ንትዑት መነውሃውሮ ዘለዎም ኣብ ሃገርና ኣፍሪካ ዝርኮብ ሕዝቢ ታት ኾይኑ ድስተፈላልይ ደኹማት ኅብረቲ ሰብ ዘገልግሊ ኽዳን ኾይኑ ናይ ውሽተ ዓዲ ዝተኸደንዎ ካዉ ድማተ ገዝኡ ዝመጸ ዓይነት ኽዳን እዩ።

ኣብ ዓለምና ዝተፈላለዩ ይንሽራንታት ይርከዉ ብሳቶም ድማ እቲ ሓደ ሃገርና ዝርከብ ናይ ገንዘብ ኢንሽራንስ እዩ እዚ ድማ ዝኾነ ጸገም እንተጋጥምካ ትገንዘብ ምቕባል እናብራኻት ተሻሽሉ ኣለውጡ እዩ።

እቲ ሓደ ናይ ሕዝቢ ግልጋልት ክውን ዝኽል እቲ ቐዳማይ ናይ ሕክምና ረድየት እንተግኖ እዩ እዝ ድማ ሕይወት መድኅን ሰብ ንዝሕሉ ዓብዪ ተዋፅኦ ኣለዎ እዝ ኽንብልከለና ሕዝብና ብቐዳማይ ደረጃ ናይ መድኅን መድራኽ እንድኅረሂቡ ዘለዓለ ደስታ ኣይስምዐና።

ሓደ ሰብ ንግድ ንኽንግድ ግደታ ናይ ዝኾነ ነገር መለዋወጥ ኣቕሓ የድልዮ እዝ ድማ ጥረገንዘብ ተብሂሉ ይጽዋዕ እዙይ ዋና መልዕልኡ ዝኾነ ሓደ ሰብ ኣቕሓን ኽለዋወት ዘድልዮ ዓይነት ጥረገንዘብ ክህሉ ይግባእ እዝ ድማ ሓደ ሰብ ብምህናጽ ነቲ ጥረገንዘብ ብምምስራት ዝተፈላለይ ነገራት ብምልዋጥ ናቐፃላይውን ብታ ዝተመረተት ናይ ጥረገንዘብ ዝደለኻዮ ነገር ናይ ምግዛዕ ድል ዝለዓለ ይኸውን።

ናይ ወጭ ንግዲ ቢሮታት ናይ ገንዘብልው ጥኽነካ ይከለና ዓብዪ ጥንቃ ኽንወሰድ ኣለና ምኽንያቱም ናይ ሓደ ኣብዪ ፋብሪካ ውይንደልትካል ሓላፍነት ወሲድና ስለ ልተቖጸርና ስለዙይ ናይዝ ኃላፍነት ምሉእ ሓላፍነት ወሲድና ዝግባእ ውሳነታት ኣብ ትክል መውዓል የድሊ።

ሓደ በዓል ሃፍቲ ኢንሹራንስ ክኣቲ እንተደልዩ እቲ ዘለዎ ኣቕሓ ኸመዝግብ ይግባእ፡፡ ንኣብነት ሓደ ሁቴል እንተሃልይዎ እቲ ሆቴል ብምምዝጋብ ናይ ኢንሽራንስ ወራሓዊ ክኸፍል ይግበር፡፡ በጋጣሚ እቲ ሆቴል ዝኾነ ሓደጋ ወይ ለለ ኺሣራ እንተጋጢምዎ ካብቲ ኢንሽራሽ ገንዘብ ይርከብ፡፡

ናይናይ ሕዝቢ ግልጋሎት ዝተፈላለይ ዓይነት ግልጋሎት ኣለዉ ንኣብነት እቲ ሓደ ናይ ሕክምና ግልጋሎት ኣለዉ እቲ ኻልእይ ድማ ናይ መንገዲ ግልጋሎት ኣለዉ ናይ ሕክምና ኽንብልከልና ሰብ እንተሓምም ናብ ሕክምና ብምኻድ ዝረኾቦ ናይ ግልጋሎት ጥእና እዩ።

ብናይ ሞዋይል ዲጊታል ባንክን ዘትቀምሰብ ሓደ ሠራሕደኛ ደመዙ ከይተጨንቐ ኣብ ወርኁን ኣብ ሰዓቱን ካዕትዎ ይኽእል እዩ እቲ ኣመራርሓወይ ድማ እቲ ማኅዳድራ ድማ እቲ ገንዘብ ኣብ ሰዓቱ ኸም ዝሰዶ ቃል ብምእታው ኣብ ሰዓቶም ክዎም ይኽእል።

ሓደ ዘመናዊ ርልስጢአት ክህነጽ እንተ ተኻኢሉ ዝተፈላለይ ነገራት የድሊዎ እቲ ሓደ ብዙኅ ዝበለ ገንዘብ ኻላይ በዓል ሞያ ሣልሳይ ድማ ዝተፈላለይ መሠርሕ ነዉታት ካብ ቀለልጥን ከብትን እዝብምዉዳድ ብርልስጢአት የነጽ።

ማእኸል እዳጋ እንትበሃል ኣብ ቀደም ኣትሒዙ ዝነበረ ወለድናእውን ዝትቛሙሉ ዝነበሩ ዓይነት ናይ ንግድልውጥ እዩ እዝ ዝቦታ ማእኸል ዕዳጋ ዝበሃል ዝተፈላለይ ነገራት ኂዝኻ ናብኡ ብምውፍሃር ኣቕሓ ወይ ድማ እኽሊ ትልዋወጠሉ ማእኸል እዳጋ ይበሃል።

ዕዳጋ ማኣኸላት ክንብል ከለና ኣብ ሃገርና ዝተፈላልይ ማኣኸላት ዕዳጋ ኣለዋ፡፡ ንሳተን ውን ብዝተፈላለየ ነገራት ንወዲ ሰብ ዘድልዩ ተጠላብነት ዘለዎም ኣቕሓ ብምቕራብ ናይ በዝሒ ህዝቢ ንክጐርፍ የኽእሎ፡፡

ብመዋይል ባንካ ኣቢልና ናይ ኣየር መጕዓ እዙ ናብ ካሊእ ዓዲ ኽንሽሕግር እንተደልና ንኸፍል ንፈልጥዶ ?እዝ ድማ ብዲጅታል ሞባይል ባንክን ዝኽፈል ኾይኑ ካብቲ ናይ በዓልና ኣካውንት ገንዘብ ተቖሪፁ ናፍቲ ናይይ መንገዲ ናይ ኣየር ብምእታው ግልጋሎት ንኽንረክብ ይገብረና።

ናይ ፃባ ምህርቲ፣ ናይ ፃባ ምህርቲ ክንብል ከለና ዝተፈላለይ ዓይነት ውፂኢታት ንረክብ። ንኣብነት ኣጅቦ፣ ጠስሚ፣ ሓውዛ ዝተፈላለይ ነግራት ካብ ፀባ ውፂኢት ኽንረክብ ንኽል።

ኣብ ሃገርና እቲ ናማዕበል ዝመጽእ ዘሎ ሬልስሴት ይበሃል እዙይ ድማ ንደቂ ሰባት መነባብሩ ዝኸውን ገዛእ እንተኸውን ብዝተፈላለዩ በዓል ሞያታት መሃንዲሳት ብበዓል ሞያታት ናይ ሕንፃ ዝስራሕ እንትኸውን ንሕብረተሰብ መነባብርኡ ዝኸውን መዕረፍ ገዛ ይህነፅ።

ርልስቲት ከንሠራሕ ገለና ዝተፈላለዩ ማተርያልያት የድልና ሰውን ካብ ውሽተዓድን ካብ ወፃይን ብምላኣኽ ነቲ ሕንጻ ዘድልዩ ነገራት ወሰንቲ ምምላእ የድሊ እዝ ድማ ናይቲ ሕንጻ ጥንካረን ንጐስቕ ይጐብሮ።

ሓደ ሰብ መኪና እንትቀዝእ ዝተፈላልይዐ ነገራት ከማልኦ ዝ ግባዕ እነይዎ እሱኡውን እታ መኪና ናብ ኢንሹራንስ ብምስጋብ ወርኅ ወርሒ ገንዘብምኽፋል ድኅነትካ ክሕልወላይ ይግባ እዝ ዝጥሙ ድማ ኣብ ብድንገት ሓደጋ እንተጋ ጥ ማእዛ መኪና ብዝተፈላል ምኽንያታት ናብ ሓደጋ እንትቃላዕ እዙይ ድማ ኢንሹራንስ እንድኅርተ መዝጌውኻ ብባንኪ ብምትሓዝ እቲገንዘብ ክምልስልኻ ይኽእል እዩ።

ሓደ ሰብ መኪና ኸገዝእ እንተደልዩ ናብ ናይ መኪና መሽጢ ቦታ ክኸይዳ ኣለዎ። ቕድሚኡ ግን ቕድሚ ናብ ናይ መሽጢ ቦታ ምኻዱ ዝፈልጥ ሰብ ሒዙ ክኸይድ ኣለዎ፣ እታ መኪና ልገእዛ እንታይ ዓይነት እያ፣ ኸመይ እያ፣ ኽንደይ ዝኣክል ንውሓት ትጐዓ ዝብል ክነገናዝብ ይግበአና። እዝ ምስተረዳና ናብ ውሳና ኽንእቲ ይግባእ።

ናይ ተሽከርከርቲ ኢንሸራንስ ክንብልከለና ዝተፈላለዩ ዓይነት ምንቅስቓሳት ዘለዎም መኪናታት ኣለዉ ንሳቶም ድማ ናብ ኢንሸራንስ ብምእታው ዓውዪ ኪሳራ ዘጋጥም ዝነበረ ብቐሊሉ ኢንሽራንስንቲ እንድኅሪ አቲኢናዮም ዝልበጽሐ ሓደጋ ናይ ምምላስ ዕድሉ ዝለዓለ ይኸውን እዙይውን ውሕስና ናይ መኪናን ሕሊ ማለት እዩ።

ናይ መኪና ጥቕሚ ሓደ ናብ ዝነውሐ መንገዲ ኽንኸይድ እንተደሊና ብመኪና ብምጥቃ ዝሓፀረ መንገዲ ብዝሓፀረ ሰዓት ግልቦትና ብዝቕንስ ዝተፈላለዩ ማተርያላታት ብምቕናስ ኽንጐዓዝ ንኽእል ኢና። ግን ናይ ዝዂሉ ድምር ገንዘብ ክህልወና ይግባእ ብገንዘብና መልክዕ ይትካእ።

ግልጋሎት ክረክብ እንተ ኾይኑ ኣብ ዝተወሰነ ከተማ ዝተፈላልየ ዓይነት ግልጋሎታት ክረክብ ይኽእል እዩ ኣምነት። ኣብ ከተማ ዝነበርቲ ኾይኑ ግልጋሎት ማይንፍሳስን ክረክብ ግደታ እዩ። ምኽንያቱም ኣብ በረኻት ኾይኑ ካውሩዋኽ ጥቀሚኽህል ኣብ ከተማግን ርዋድ ባዓል ስለለየለ ግዲታ ማይንፍሳስን ክህልዎ ግባእ።

ኢንሹራንስ ምስ ናይ ሰብ ስራሕ ግሊ ወይ ድማ ኣብ ገዛ ልሰርሑ ሰባት ናይእዚኦም ኢንሹራንስ ዝኾነ ሓደጋ እንተጋጥሞም ብምኽንያት ዝኾነ ሓደጋ ንአብነት ሓደጋ ሓዊ ክኾን ይኽእል ፣ ሓደጋ ሞት ክኸዉን ይኽእል እንተጋጥሞም ንናይ ቤት ሰብ ካሕሳ ናይ ምኽፋል ሓላፍነት ዘለዎ ትካል ይኸውን።

ነገርና ዝተፈላለይ ናይ ጸባውፂት ብዝተፈላለይ መንገዲ ይዕሸግ እቲ ሓደ ብመልክዕ ሕሩጭ እዝኽንብልከለና እቲ ጠስሚ ምስ ወፀ እቲ ናይ ጸባ ኾንተንት ንበይኑ ምስ ተረፈ ኣብ በይኑ ት ዓሽጉ ይሽወጥ ሓልኣይ ድማ ብጠርሙ ዝመልክዕውን ዝተወሰነ መልክዕ ይሽወጥ።

ናይ ቤ ክርስቲያን ናይ ገንዘብ ግልጋሎት ንዝተፈላለይ ነገራት ይውዕል፡፡ ሓደ ንቤተ ኽርስያን ህንፃ መስረሒ ይውዕል፣ ካልኣይ ንቶም ኣቕሽትን ካህናትን ኣብ ውሽጢ ዘገልግሉ ዘለዉ ቅዱሳን ሰባት ንመነባብሮኦም ገንዘብ ክወሃቡ ኣለዎም፡፡

ግን ድማ መብዛሕትኡ ሪልስቴት ኣብ ሃገራት ኣፍሪካ ዝስራሕ ብሰብ ሞያ እንትኸውን ግን እዘም ሰብ ሞያ ናይ ግቦ ኣመል ስለ ዘለዎም ንቲ ሕንጻ ወይ ድማ ነቲ ሪልስቴት ብደንቢ ኣየስርሕዎን። ነዚ ድማ ድሕሪ ዝተወሰኑ ዓመታት ናይ ምንቃዕ ናይ ምፍራስ ባህርያት የርኢ።

ቦሓደ ኣሽከርካሪ መኪና እናኣሽከርከረ ንሃለየ ብዘጋጥም ኃደጋ ናይ ሕይወቱ ስእነት የቃጥቡ እቲ ሽፈር ድማ ናይ ኢንሽራንሲ ኸፍል እንተነይሩ እንቶም ደግ ቤትሰው ወይ ድማ ደቁ ናይ ኢንሽራንስ ሕስና ይበሃብ።

እቲ ናብ በተኸርስያን ዘእትዮ ሰብ ነውሶወ ከፍ ንስ ተፈላልይ ነገራት ሓገዝ ም በተ ኽርስያን ክዑል ኢሉ ስለለእትዮ ኣብ ወርሒቡ ወይ ድማ ኣውሶሙናዊ ጸብጻብ ተዝግበር ኣዙይ ዘበለጸ ይኸውን ምኽንያቱም ነቲ በተክርስያን ዘድልይዎ ነገራት መዓት ነገራት ስለለኣለዉ ኸም ንሽ መዓ ጥዋፍ ንዝመግዚኢ ሕምዛኣክል መርጋጽ የድሊ::

ሽራንስ ምስ ናይ ቤት ምህርቲ ኽነታሕ ዘከለና ሓደ ቤቲ ምህርቲ ብድንገት ናይ ሓደጋ ነዳድ ወይንለለናይ ሓደጋ ሓዊእእንተጋጥሞ ንዝ ዝበጽሕ ኪሳራ ዂሉ ብቲ ናይ ኢንሽራንስ ጢካል ይሽፍን ምኽንያቱም እቲ ቤት ምህርቲ ዝተፈላለዩ ነገራት ገንዘብ ኣታው እናገበረ ስለ ዝነበረ ናይ ዝከሕሳኡውን ኢንሽራንስ ይረከብ::

ሓደ ሰብ ንወፃ ሃገር ገንዘብ ኽሰድድ እንተደልዩ እቲ ቕርሺ ካብ ትሸኪምካኸይድኻ ነውኅ ጊዜ ሃብ መንገዲ እንታይ ከም ዘጋጥም ኣይፍለጥን ስለ ዝእውን ብዲጊታል ብመጥቃም ብዛኃፀረ ጊዜን ብዘይ ምንም ሥጋትን ናፍቲን ደናነያ ዮሴብ ክበጽሕ ሕምዚ ኽእል ምግባር ንኽእል ኢና እዝእውን ተጠቀምቲ ዲጊታል ንኸውን ይግብአና።

ማእኸላት ዕዳጋኽን ብልከለና በዝኂ ሕዝቢ ዘለዎ ሰፊሕ ቦታ ዘለዎ ዝተፍላለይ ነገራት ኣሓዘኸውን ኣለዎ ምኽንያቱም ስፊሕ ቦታ ልበለእንቲኸውን ነቲ ኅብረተሰብ ዝሙች ኲነታት ይፍጠርሎ ማለት እዩ እዝ ድማ ናይቲሃገር ምዕባለ የርእየና።

መውዙሕቲ ርልስየት ልሥራሕ ኣብ ኣበይት ከተማኽታት ንትኸውን ምኽንያቱም ድማ ናይ ሓንቲ ዓዲ ምዕማለ ዘር እዩ እዝ ድማ ንታ ሓንቲ ዓዲ መዓት በጻሕትን ክህልዉ ኣይገብር በዝ ምኽንያት ድማ ናይ ወፃይ ሸረፍ ገንዘብ ናብታ ሃገር የኣቲ።

ኣብ ሃገርና እቲ ሓደ ተማራፃይን ማረት ብማኅበረት ሰብ ብጣዓሚ ተብሃጋይን ዝኾነ ርሊሴት ኣብ ሃገርና ከም ዝተመሥረተ ነፍልጥ እዝ ድማ ሬሊሴት ዋና እቕዱ ንሕዝቢ ዘገልግል ገዛ እዩ እዝ ኽቕጽል ድማ ዋጕኡ ትሕትል በለ ስለ ልኾነ ብዙኅ ተጠላብነት ኣለዎ።

ልውጥ ገንዘብ ኽንገብርከለና ብመዋይል ባንክ ብጥዕም ጥንቃቐ ል ሓተና ነገር ናይናይቲ ሰብ ባንክ ቕጽሮ ብትኽክል ክንጽሕፍ ኣለና እና ናብ መን ሕምላኣኽ ብደንቢ ኽንረጕግጽ ኣለና እንተዘይሆኑ ስኢልና ቝጽሪ ተቐቢልናን ኅልፊ እንተ ኾይንና ልተጋጌየ ቝጽረ እንተ እቲና ማንም ሰብ ልምልሰል ናኣካል የብልናን ስለዙይ ኣብዘይ ዓውዪ መጠንቀቕታ የድልየና።

ብኃፂሩ ኢንሽራንስክን ብልከለና ናይ ሓደ ዝኾነ ነገር ብወርሒ ወይ ድማ ብሶሙናዊ እናኸፈልናሉ ልጸንሕና ንዙ ሓደጋ ኸየጋጥሞ ወይ ድማ እንተጋጢምዎ ንዝብል ሥግኣት ንምቕራፍ ዝተልዓለ ሓሳብ እዩ።

ዝኾነ ነገር ኢንሽራንስ ክነእትዮ ዘለና ድስተፈላለየ ዓበይቲ ነገራት ዋጋ ኸውፅ ዝኽእል ነገር ክኾውን ኣለዎ ኣብነት ፋብሪካ መድኃኒት ቤት ዓውዪ ናይ ንግድ ቦታ እንትኸውን እዙይ ነግደታ ኢንሽራንስ ግኣቲ ኣለዎ። ምኽንያቱም እዝ ኺሣራ እንተጋጥ መኳ ቋኽትምልሶ ስለ ዘይትኽእል ኢንሸራንስ እቲኻ እንተ ጸኒኻ ግን ንስተፈላለይ ነገራት ከሕግዘካስሊ ኽእል እዙ ዓብዪ ግዳ ኣለዎ

ሓደ በዓል ሃፍቲ ብዙሕ ጥረገንዘብ ኣብ ኢዱ እንትሕዝ ዝተፈላለይ ነገራት ኸገብር ይኽልል፡፡ ኣብነት ኣብ ዝተፈላለዩ ነገራት ጥረ ገንዘቡ ፈሰስ ብምግባር ተወሳኺ ገንዘብ ናይ ምርካብ ዕድሉ ዝለዓለ ይኸውን፡፡ ኣብነት ኣብ ናይ ውፂኢት ፀባ ፈሰስ እንትብሮ እዚ ድማ ዝተፈላሌዩ ሰብት ተጠቃምነት ብቑልጡፍ ሰብ ስለዝጥቆሞ ተሎ ኢሉ ቕርሹ ናይ ምምላስ ክእለት ኣለዎ፡፡ እዚ ድማ ሓደ ስልቲ ናይ ጥረ ገንዘብ ኣታሓሕዛ ይኸውን፡፡

ኣብ ምዕሁላት ሃገራት መብዛሕት የን ናይ ጥረገንዘብ ተጠገምቲ ኣይኮናን ምኽንያቶም ድማ ንስተፈላለዩ ነገራት ሓደጋ ስለ ዝወድቃ ምኽንያቱም ስተፈላለዩ ነገራት ና ጥረገንዘብ ብምቕባል ናብ ሓደጋ ዘውጽሑ ነገራት ስለለ ኣለዉ ኣብነት ንኽትሠርቕ ምኽንያት ይኸውን ጥረገንዘም እንቲ ሕዝ ዓበይቲ ነገራት ንኽትገዝእ ጥረገንዘብ ኂዝኻ ምዙዋር ንድኅነትካ ኣሥጋ ስለ ዝኾነ መብዛሕት የን ሃገራት ኣይጥቀማኑሉ::

ዝተፈላለይ ነግራት እንተድይና ድማ ብዲግታል ሞባይል ባንክንግ ብምጥቃም ዝደለናዮ ነገር ኽንእዝዝ ወይን ድማ ክንሸውጥ ንኽእል ኢና ኣብነት ብገጽ ንገጽ ብምርኻብውን ወጋ ዓዳጋ ኽንገብር ንኽእል ኢና እንተ ተኻይሉ ማለት እዩ።

ናይ መኪና መሸጢ ቦታታት ክንብል ከለና ሓደ ሰብ ኣውኡ ብመቝጻር እንተ መኻይን ብምሕላው ንዝመፀ ደንበኛ ብትኽክል ብምስትእንጋድ ዘሎ ሓበሬታ ብምሃብ ናይ መኪና ዋጋ ዝርዝር ብምቕራብ እቲ ዝመረፆ ዓይነት መኪና ኽንህቦ ወይ ድማ ኽንሸጠሉ ይግባእ።

በንዳታት ክነበልከለና ካብ ሃገራት ወፃዊ ብምምጻእ ንቲ ኽዳውንቲ ኣብ ድኹማት ኅብረት ሰብ ዘለዎ ብምሻጥ ዝተፈላል ትርፊ ብምርካብ ናይ ኢድጁባ ብመሓዝ ሽይወት ኣይነት ኽዳን እዩ እዝይ ድማ መውዙሕቱይ ሰብቲ ጠላዊ ይገብሮ ምኽንያቱም ዋጕዑ ትሕቲ ዘለ ስለ ልኾነ።

ሓደ ሰብ መኪና ኽገዝ እንተደልዩ ናብ ናይ መኪና መሸጡ ቦታ ብምኻድ ደስ ዝበሎን ኣይኑ ዝበሃጎን መኪና መሪጹ ናይ ምግዛ መሰል ኣለዎ ካውኡ ድማ ናይቲ መኪና እንታይ ዓይነት ከምዝኾነ ናይ ምፍላጥ ግዲታ ኣለዎ።

ናይ ቕሑ ገዛ ነጋዴታት እዚዮም ዝተፈላለዩ ሃፍተ ሰባት ኾይኖም ዝተፈላለይ ቕርሺ ኣውጋብ ዝተፈላይ ዓልታት በብንጻዕ ንኅብረት ሰብ ጠጊ መዒይኒጠቓዓ ብምጻ ዘክፋፉሉ እያ።

ናይ ጸባ ውፂት ሱቃትን ክንብል ከለና እዙይ ዝተፈላለዩ የዓይነት ውፂኢት ፃባ ክሕዛ ኣለዎ ንኣብነት ጸባ ርጐኦ ሕጅቦ እዋን ኣብቲ ገዛ ኽሽወጡ ኽኽእሉ ኣለዎም እቲ ሥዉዓት ድማ ንከይበላሸ ዝሕል በለ ቦታ ጥኸውን ተመራጺ ኸውን ምኽንያቱም ጸባ ቐልጢፉ ናይ ምብሊሻይ ብቓዓ ስለለ ኣለዎ።

ምእመና ናይ በተ ክርስያን ዝኾኑ ንናይ በቲ ክርስያን ዝውዕል ገንዘብ ገንዘብቱ ምኽንያቱም ንእግዚኣብሔር ኣምሊኾም ነቲ ገንዘብ ድማ በቲ ክርስያን መሥርሕን ንቶም ኣብኡ ደገልግሉ ኣቐሽቲ ከም ዝውዕል ይገብሩ ምኽንያቱም ጊዜኦምን ነውሶሙን ሰዊኦም ንግዚኣብሔር ምህለላ ስለ ዙህቡ።

ናይ ሕዝቢ ግልጋሎት ዝይግባእ ሓደ ግልጋሎት መጕዓ እዚያ እዩ ሓደ ሕዝቢ ወይ ድማ ዘይጋ እእምተ ኾይኑ ግልጋሎት መገዓ እዚያ ኽረክብ ይግባእ እዝ ማለት ካብ ዝኾነ ቦታ ናብ ኻሊ ቦታ ኸይድ እንተደልዩ ናይ ግድን መጕዓ እዚያ ኸድሎ ኣልዎ ስለዙይ ድዝ ድማ ኽቢ ኽትግበረሉ ይግባእ።

መብዛሕትእዩ ጊዜ ናይ ምምሕዳር ጸገም ዘለዎ ኣብ ቤተ ክርስያን መብዙሕትኡ ናይ ምብብትታን ይኣቲ። እዝ ድማ ዋና መንቀልእዩ ዝኾነ እቲ ገንዘብ ኣበይ ይቕመጥ ዝብል እዩ። እዚ መብዛሕቲኦም ኣብ ቤተ ክርስያን ይቀመጥ ወይ ድማ ኣብ ባንኪ ይቀመጥ ዝብል እዩ። እቲ ዝበለጸ ኣማራፂ ድማ ኣብ ባንክ እንትቕመጥ ዝበለጸ ውሕስና ናይቲ ገንዘብ ይረጋገጸ።

ናይ መኪና መሸጢ ቦታ ኽንብልተለና ዝተፈላለዩ ሰራሕተኛታት ሓቒፉ ልሓዘ እዩ። ኻልኣይ ድማ ናይዘን መኻይን መገጣጠሚ ቂያር ክህልወን ይግባእ። ምኽንያቱም እተን መኻይን ሓደጋ እንተጋጥመን ቂያር እንተሃሊይዎን ቀይርና ኽንጥቀመለን ስለ ልግባእ።

ዲጅታል ሞባይል ብምጥቃም ዝተፈላለይ ዓይነት ግልጋልታት ንረክብ። ካብ እውን ጊዜና ዝቁጥብ ንባዓልና ኡውን ኣዙይ ዘርከዐና ዝኾነ ዝተፈላለዩ ነገራ ንረክብ። ስለዙይ ምስ ዘመኑ ምኻድ ኣዙይ ዝበለጸ ናይ ውሳነ ሕብረ ተሰብ እዩ ስለዙይ ሞባይል ባንኪ ምጥቃም ኣግዳሲ ይኸውን።

ናይናጥናይ መኪና መሸጥ ቦታታት እዙ በዕል ሃፍቲ ኣብዚሖም ዝትቃሙሉ ኾይኑ ዝተፈላሌየ ገንዘብ ኣብ ካብሃሊ ዓዲ ብመምጻእ ናብ መኪና ፈሰስ ብምግባር ድኅሪ ዝተወሰና ኣዋርሕ ወይ ድማ ዓመታት እናወስኸ ስለ ዝኸዳዘን መኸይን ዝለዓለት ትርፊ ይረኽብለን።

መኪና ካብ ዝተፈላለዩ ብረእታዊ ባኣታታት ዝተሠርሕት እያ ኣብነት ካብ ሓጺን ነታ መኪና መውዙሕቲኡ ኽፋላታ ካብ ብረት ልተሠርሐ ኾይኑ ምኾንያቶም ድማ ሓደጋ እንተጋጥም ናይ ምክልኻል ዓቅማማ ልለዓለን ክኸውን ተብሂሉ እዩ።

እንስሳ ከፍቲ በዓልና ንመፍረ ኣፍሪና ጸባ ሓሌዩና ናብ ዝተፈላለዩ ናም ናይ ብህርቲ እታወትኽ ነሽ ጦኸለና እቲ ሰብ ዝሕጐሰሉ ዝዓግበሉን ይኽዉን ምኽንያቱ እተን ከፍቲ ብደንቢ ተኃልየን ጽረትን ተሓልዩ ክንክንተ ጌይርልን ካብ ዝተፈላለዩ ሕማታት ነፃ መዃንን ስለ ዝተረጋገጸ እትደበኛውን ምጣዕሚ ይሕጐስ።

ኣብዚ ኸዚዘለናዮ ዘመን ዘበናዊ ዝኾኑ እታወታት ስለ ልተኣታተዩለዉ መብዛሕቲኦም ነጋዴታት ናይ ዲጅታል ተጠቀምቲ ስለ ልኾኑ ናይ መነዋውሮ ዕለታዊ ከይድና የቃሉልና ኣለዉ ካብ ጥረ ገንዘብ ተሸኪምኻምኻድ ኣብነት ዓብዪ ነገር ንክትገዝእ ጥረገንዘብ የድልየካ ነይሩ። ቕድሚ ሕዚ ሕዝግን ዲጅታል ስለ ዘሎ ነጋዴታት ብዲጅታል ስለ ልቕበሉ ዝተፈላለይ ካብ ስርቆትን ካብ ዝተፈላለዩ ሓደጋታትን ንሕለ ኣለና።

ሰብ ናይ ጸባዊፂይት ሱቓት ክኸፍጥ እንተሎ ናይ ባዕሉ ዝኾነ ከፍትን ምህርቲ ጸባን ክሕዚእ ኣለዎ ምኽንያቱ ካብ ደገ ዝተገዘ ጸባ ንናይ ገዛውትና ዝተፍላለዩ ኃድጋታት ኸምፂ ስለ ልኽል ካብ ባዕልኻምሬትካ ንኽትሸጦውን ዘበለጸ ጽቡቕ ናይ ዕዳጋለዉ ጢ ኽተምፂ ይገብረካ።

መብዙሕቲአን ሃገራት ማእኸላት እዳጋ ብምግባር ናይ ሃገረን ምዕባለ ከሀልዋ ይኽእላ ሕዚ ኽንብልከለና ዝተፈላለይ ሃፍታማት ናይ ማእኸላት እዳጋ ብምህናጽ ዝተፈላለይ ምንጭታት እታወታት ክረኽ ይኽእሉ::

ቲኤን ኣፍሪካ ሃገራት ጥረ ገንዘብ ኣየምርታን ምኽንያቶምውን ናብ ዝተፍላልዩ ወንጀልከውዕልዎ ስለ ዝኽእሉ ናብ ወፃ ሃገራት ብምኻድ ኣብ ሓንቲ ዓቲ ጥራሕ እዩ ዝምህርት ንዝ ምኽንያት ዝኾነሉ ድማ ድኅንነት ንትናይ ሃገር ንምሕላው ተብሂሉ ዝተፈወቕደ እዩ።

ዋና ዕላምኡ ናይር ልስዴት ሓንቲ ዓዲን እሽተ መሬት እንተሃልይዋ ኣብዛን ይሽተ መሬት በስሐ ሕዝቢ እል ነብረላ እንተ ኾይኑ ነቲ ሕዝቢ ኸም ዝምጥን ኣብ ዓሠርተ ኪሎ ሜር ዙርያ ዘለዎ መሬት ብስተፈላለይ በስሕ ሕዝቢ ዘለዎ ክነብር ከም ልኽእል ጌርካልሠራሕ እዩ።